ብናይ ባህላዊ ሙዚቃ ዝጫወቱ ደረፍቲ ንኣብነት ደበሳይ፣ ክንፈ ገብረገርግስ ፣ኪሮስ ኣለማዮህ፣ ገብረሂወት ምራጭ፣ ገረንሰአ ምራጭ፣ ፅጋቡ ተሻለን ዝኣመሰሉን ይርከቡ።

ኪሮስ ኣለማዮህ ካብቶም ፍሉጣት ዝበሃሉ ባህላዊ ደረፍቲ ድማ እንትኸውን ኣለኹ እየ ብዝብል ደርፉ ብዝበለፀ ዝፍለጥ እዩ፡፡ ጉማይ ጉማየ ዝብል ደርፉ ብበዝሒ አድነቕቱ ዝፈልጥዎ እዮም፡፡

ጋዜጣ ዝተፈላለዩ ርእሰ ጉዳያት ዝሓዘ እዋናዊ ሓበሬታት መሰረት ገይሮም ዝሰናዳእ ኮይኑ በቢእዋኑ ይሰናዳእ ማለት ከምተበፃሕነቱ ብቐሊል ዋጋ ናብ ሕ/ሰብ ክበፅሕ ዝኽእሉ ሰነዳት እዮም፡፡

መጓዓዝያታት ዝብሃሉ ኣድጊ፣ በቅሊ፣ ፈረስ እየን፡፡ ኣድጊ፣ በቅሊ፣ ፈረስ ንዝተፈላለዩ ናውትታት መፅዓኒ ይጠቅማ ካብን ናብን የበፃፃሓ ማይ፣ እክሊ ዝኣምሳሰሉ የብፅሓ።

ልበ-ወለድ ማለት ካብ ምናባዊ ሓሳባዊ ዓለም እቲ ደራሲ ተዳልዩ ዝፀሓፍ እንትኸውን እቲ ታሪኽ ምንም ሓቃዊ ነገር የብሉን፡፡ ኣብ በዝሒ መንበባይ ድማ ተቐባልነትን ተኣማንነትን ኣለዎ፡፡

ፅሟቅ ማሽን ዝተፈላለዩ ኣትክልትን ኣሕምልትን ፆሚቁ ይህበና ንኣብነት:- ብበዝሒ ንጥቀመሎም ኣበካዶ፣ ማንጎ ፣ ኣራንሺ፣ ኮሚደረን ካሮትን ዝኣመሰሉ ጢሒኑ ብመልክዕ ፈሳሲ ይህበና። ግዜናን ዓቅምናን ይቁጥበልና ።

ጋዜጣ ኣብ ትግራይ እቲ ዝዓበየ ዕድመ ዘለዎ ጋዜጣ እንትኸዉን ብዛዕባ ኩነታት ትግራይን ዉድብ ህወሓትን ብበዝሕን አትኪሩ ግዜኡ ዝገልፆም መደባት እዮም ።

ናይ ሩስያ ኘሬዚዳንት ብላርሚንፑቲን ይባሃሉ፡፡ ክሳብ ሕዚ ኩናት ካብ ዝጅምር ኣብዚ ዓመት ብላርሚንፑቲን ?????

ኣብ ዩኒቨርስቲ ሓደ ዓይነት ትምህርቲ መሪፅና ምስኣተካ ብላብራቶሪን ብኮምፑዩተር ዝተሓገዘን ብመምሃራን ድማ ዝተደገፈን ትምህርቲ ይወሃብ።

ናይ ትራፊክ ምልክት ሰለስተ ኣርማ እንትህልዎ ቀይሕ ሓደጋ ምልክት ፣ብጫ ናይ ተጠንቀቅ ፣ቆፃል ድማ ናይ ተሻገር ምልክት ወይ ድማ ናይ ሕለፍ መልእክቲ ዘለዎ እዩ።

ቻፕስቲክ ሓደ መጋየፂ እንትከውን ዝግበረሉ ድማ ኣብ ከንፈር እንትከውን ብዝበለፀ ጠቅሚ ድማ ከንፈርና ኣለስሊሱ ንብዙሕ ግዜ ክፀንሕ ዝገብር እዩ።

ኢዛና መናፈሻ አብ አክሱም ይርከብ፡፡ እዚ ቦታ ዓብይ እፅዋት ዘለዉዎ እንትኾን ዓብይ ኮፍ መበሊ ቦታታት እውን አለዎ፡፡ አእምሮካ ንምሕዳስን ልስልስ ዝበለ ሙዚቃ ዘለዎ እንትኸውን ኮፍ ኢልካ ንምንባብ ዝምቹ ቦታ እዩ፡፡ ብጣዕሚ ደስ ዝብል ቦታ እዩ፡፡

ቀሌቤት ሓደ መጋየፂ እንትከውን ቀሌበት ሓንቲ ዝተመረዐወት ወይ ድማ ምስተሓፀየት ኣብ ኢዳ ኣብ ፀጋማይ ኢዳ አፃብዕታ መበል ራብዐይቲ ኣፃብዕታ እትኣስሮ እዩ።

ናይ ክዳን መሕፀቢ ማሽን ክዳንና ብቐሊሉ ኣብ ሰዓታት ሓፂባ፣ ኣፅርያ ትህበና፡፡ ጉልበት ምቕናስ ግዜ ሂቡ ይቕንሰልና፡፡

ትምህርቲ ማሕበራዊ ተፈጥሮአዊ ሳይንስን ተባሂሉ ዝክፈል እንትኮን ተፈጥሮአዊ ክንብል ከለና ከም አብነት ፊዚክስ ኬሚስትሪ ባዮሎጂ ወይ ከአ ስነህይወት ብፋሉይ ዘካትት እንትኮን ።

ቤት ምግብን መስተን ኣረቂ ፣ቢራ ፣ጅን ፣ዋይን ዝተፈላለየ ዓይነት ቢራ ከም ኣብነት ዳሽን ፣ራያ ቢራ፣ በደሌ ዝኣመሰሉ ዝቐርበሉ ቦታ እዩ፡፡

ኣብ ትግራይ ግዜ ኣብ ዝነበረ ጦርነት ቲኤምኤች ዝብሃል ሚድያ ብዓብይኡ ድምፂ ናይ ትግራይ ብምኳን ዘገልገለ ናይ ዜና ሚድያ እዩ፡፡

ኣብ ሃገረ ኣሜሪካ ክልተ ዓይነት ፖለቲካዊ ፓርቲታት ዘለዎ እንትኾኑ እቲ ሓደ ዲሞክራቲክ ፖለቲካ ፓርቲ እንትኸውን እቲ ካልኣይ ድማ ሪፖብሊካን ፖለቲካዊ ፓርቲ ይበሃል፡፡ እቲ ሕዚ ኣብ ንግስነት ዘሎ ድማ ሪፖብሊካን ፖለቲካዊ ፓርቲ ይበሃል፡፡

አብዚ ጥብሲ ምግቢ ንምድላው ሽጉርቲ፣ ጒዕ፣ ስጋ ሓፂብና ብደንቢ ከቲፍና ነዳሉ። አብ ባዴላ ዘይቲ ጌርና ሽጉርቲ ንቀሉ፤ ካብኡ ስጋ ነእትዎ፤ ምስ ቀለና ንእሽተይ አዋዘ ንገብረሉ፤ ጒዕ ጌርና ጠቢስና፤ ጨው ጌርና ንውድእ።

ኣብ ራያ ሓሸንገ ዝብሃል ቃላይ ኣሎ፡፡ እዚ ቃላይ እዚ ንዓሳ መፍረይ ኮይኑ ይርከብን የገልግልን ኣሎ፡፡

ጎንጎ ኣብ ፋብሪካ ኣትዩ ካብ ጎማ ዝስራሕ እንትኸዉን ብበዝሒ ኣወዳት ዝጥቀምሉ እዩ:: ኮንጎ ልስሉስ ጫማ እንትኸዉን ንርሑቕ ቦታ ዘይኽንን ኣብ ዘልውዋ ጥራሕ ዝገብርዎ እዩ ።

ካብ ዓይነታት ጥበብ ሓደ ስእሊ እንትኸውን ስእሊ ብዝሕ ዝበሉ ነገራት ዝስረሐሉ እዩ፡፡ ከም ኣብነት ኣብ ግድግዳ፣ ቤተ-ክርስትያናት፣ ኣብ መኖርያ ኣብ ት/ት ቤታት ኣብ ዝተፈላለዩ ቦታታት ዝሰኣል እዩ፡፡

ህድሞ ባህላዊ መንበሪ ገዛ እዪ። ህድሞ ብጭቃን ብእምንን ተነዲቁ ብኦም ተረብሪቡ ብጭቃ ወይ ብሓመድ ይድብደብ። ወሰና ወሰኑ ብቀፀላ እምኒ ይክለል ።

ባንኪ ካብቶም አለዉ ዝበሃሉ ሓደ መሰረታዊ ግልጋሎት ሓደ እዩ። ብበዝሒ ድማ ህዝቢ ቅርሹ ንከውፅእን ንኸእቱን ፅፉፍ ግልጋሎት ዝህብ እዩ።

ኣብ ሃይማኖት ኦርቶዶክስ እቲ ዝዓበየ ፆም ፆመ-ኣርብዓ ተባሂሉ እንትፅዋዕ እዚ ድማ ንሓምሳን ሓሙሽተን መዓልቲ ዝኣክል እቶም ምእመናን ፆይሞም ፀሎት ገይሮም በዓለ ትንሳኤ የሕልፉ፡፡

ቀለም ቻርኮል ከም ሓደ ፅሕፈት መሳርሒ ኮይኑ የገልግል። ንዝተፈላለዪ ፅሑፋት ብደሚቅ ንመፅሐፊ ንጥቀመሎምን ንስርሐሎምን ።

ገዳም ደብረ-ዳሞ ኣብ ዞባ ምብራቅ ዝርከብ ዓብዩ ገዳም እትከውን ዓመታዊ ክብረ ባዓሉ ድማ ጥቅምቲ 14 ብፍሉይ ድምቀት ይክበር።

ቡሩሽ ካብ ዓይነታት መጋየፅን መመላኽዕን እንትኸውን ንፋውንዴሽን ወይ ድማ ፖውደር ወይከዓ ካውንስለር መስተኻኸሊን መሳርሒ ኾይኑ የገልግል፡፡

ካብ ሃይማኖት ኦርተዶክስ ዓበዪቲ በዓላት ዝበሃሉ መስቀል ፣ልደት ፣ጥምቀት፣ ፋሲጋን ብፍሉይን ብድምቀት ኣብቲ ተኸተልቲ ወይ ድማ ሰዓብቲ ሃይማኖት ዝኾኑ ብፍሉይ ይኽበር ።

ሽሮ ካብ ዝተጸጸየ ዓተር፥ ዓይኒ ዓተር፥ ሰበረ፥ ባሎንጋን ምስ ዝተፈላለዩ ቅመማት ብምትሕዉዋስ ምስ በርበረ ሓዊስካ ይጠሓን። ዝተጠሓነ ሽሮ ድማ ማይ ኣፍሊሕኻ ብምስራሕ ብንእጅራ ገይርካ ይብላዕ።

ፊስቶ ንስዋ መፅሞቂ የገልግል፡፡ ከም ማይ መትሐዚ ኮይኑ የገልግል ይክእል እዩ፡፡ ብፍላይ ድማ ኣብ ከባቢ ዓድዋ ከም ስዋ መፅሟቂን መትሓዚ ስዋን ኮይኑ የገልግል፡፡

መፃሕፋቲ ብዙሕ ዓይነት እንትኾኑ ከም ኣብነት ናይታሪክ መፃሕፍቲ ፣ልብወለድ ፣ሓቀኛ ታሪክን ፣ናይ ስነ ኣእምሮ መፃሕፍትን ዝኣመሰሉን እዮም ።

ዊስኪ ካብቶም ፍሉጣት ዝበሃሉ ናይ ዓለም መስተታት ሓደ እንትከውን ንልዕሊ 12 ዓመት ክፀንሕ ዝክእል ኮይኑ እቲ ፍሉጥ ዝበሃል ብራንድ ናይ ዊስኪ ድማ ጆንዎከሪ እዩ።

ግልጋሎት ዝተፃረየ ማይ ናብ ህዝቢ የቅርቡ ንመስተ ንኽዳን ንሰውነቶም ዝከውን ማይ ንተገልገልቲ የቅርቡ። ብእዋኑ ድማ ክፍሊት የኽፍሉ።

ምስሊ አብ መንደቃት ቤተክርስትያን አብ ወረቀት አብ ዝተፈላለዩ ሻራታት ብዝተፈላለዩ መጠንን ዓይነታትን ሕብርታትን ትሕዝቶ ዘለዎም ይሰአሉ፡፡

ኣብ ትግራይ ዝተፈላለዩ ተፈጥርኣዊ ከባብታት ዘለዉ እንትኮኑ ዓበይቲ ጎቦታት ማያዊ ኣካላት ዘለዉዋ ሽንጥሮ ሩባታት ቀላያትን ዘለዉዋ ዓዲ እያ።

ግሪስሊን ሓደ መጋየፅን መመላኽዕን እንትኸውን ቆርበትና ለስሊሱን ወዙ ሓልዩን ንብዙሕ ጊዜ ንኽፀንሕ ይሕግዘና። ንህፃን ይኹን ንዓብይ ንዝኾነ ይኹን ዕድመ ክልል ተጠቃሚ እዩ።

ኣብ ማሕበራዊ ሚድያ ሓቃውን ዘይሓቃውን መልእኽትታት ክመሓላለፉ ይኽእሉ እዮም፡፡ ንኣብነት ኣብ ፌስቡክ፣ ኣብ ቲክቶክን ኣብ ካልኦት ዝኣምሰሉ ብበዝሒ ናይ ሓሶት ዝሰራጨወሉ እዮም፡

ኣብ ሕብረተሰብ ዝተፈላለዩ ባህሊ፣ ሃይማኖት ኣነባብራ ኣተሓሕዛ ስድራን ትምህርቶምን ዝተፈላለየ ዓቅሚ ዘለዎም ኣብ ሓደ ተሳንዮምን ተከባቢሮምን ዝነብሩሉ ቦታ እዩ፡፡

ነፀላኻ ምድፋእ መግለፂ ናይ ሓዘን ናይ ተጋሩ እዩ፡፡ ሓደ ሰብ ክሞተካ እንከሎ ነፀላኻ ንኣስታት ዓሰርተ ክልተ መዓልቲ ወይ ድማ ክሳብ ኣርባዓ መዓልቲ ነፀላኻ ይድፋእ፡፡

ሶፋ ናይ ገዛን ናይ ቢሮ ኣቁሑትን እንትከውን ኣብ ገዛ ኮፍ መበሊ ጋሻ መቀበሊ ድማ ኣብ ስራሕ ኮይኑ የገልግል ሶፋ ምቾት ዘለዎ ኮፉ መበሊ እዩ።

ካብ ናይ ኣየር ትራንስፖርት እንትንገልፅ ኣውሮፕላን ፣ሄልኮፕተር፡ጀት እንትኾና፣ እዚአን ኣውሮፕላን ቡዙሕ ሰብ ሒዛ ካብ ሓደ ቦታ ናብ ሓደ ቦታ ሒዛ ትጓዓዝ እንትትውን፣ ሄለክፍተር እና ጀት ግን ዝተወሰነ ሰብ ጥራሕ እየን፡፡

ኣብ ሓደ ከባቢ ዝነብሩ ዝተፈላዩ ስድራ ማሕበረሰብ ባህሎም ክፅወዑ ይክእሉ። ምክንያቱ ዝተፈላለየ ባህሊን ባህርያትን እምነትን ስለዘለዎም። ብሓደ ከዓ ተሳንዮም ይነብሩ።

ጎባጉብ ባህላዊ መጋየፂ ደቂ ኣንስትዮ ትግራይ እዩ። ጎባጉብ ኣብ ክሳድ ዝእሰር ነገር መጋየፂ ኮይኑ ደቂ ኣንስትዮ ትግራይ ድማ ብፍሉይ ኣብ በዓል ኣሸንዳ ብበዝሒ ይጥቀማሉ ።

ስነቅርፃ ቅርፂ ሓደ ካብ ዓይነት ስራሕ እንትኸውን ፤ብዝበለፀ ድማ ኣብ ከባቢ ኣክሱም ብፍለይ ዝበለ ይስራሕ። ከም ኣብነት መስቀል ካብ እምኒ ፀሪቦም ይሰርሑ ፣ ካብ ጣውላ እውን ፀሪቦም ይሰርሑ።

ሜስ ካብ ዓይነታት መስተ እቲ ሓደ እንትከውን ብበዝሒ ካብ ከባቢ ዓዲግራት፣ ተምቤን ፣ሃገረሰላምን ዝስተ መስተ እዩ፡፡ ካብ መዓር ድማ ብዋናነት ይዘጋጆ።

ቡና ኣብ ሱፐርማርኬት ካብ እንረኽቦ ኣቑሑት እዩ። ቡና ተቐልዩ ፣ ተወቒጡ፣ ተዓሺጉ ዝቐርብ እንትኸውን ነጠቓቕምኡ ቅልል ዝበለን ግዜ ዘይወስድን እዩ።

ሃይማኖት እስልምና ናብ ኢትዮጵያ ዝኣተወ ኣብ ንጉስ ኢዛና ግዜ እዩ፡፡ ሃይማኖት እስልምና ኣብ ኢትዮጵያ ንመበል ካልኣይ ዝዓበየ ተከተልቲ ዘለዎ ሃይማኖት እንትኮን እቲ ዝዓበየ ፆምም ድማ ፆመ ሮመዳን ይበሃል፡፡

ደመካሴ ወይድማ ናይ ምቺ ተባሂሉ ዝወሃብ መድሓኒት ብፀሓይ ምክንያት ኣለርጂክ ንዝመፀና መድሓኒት ከይኑ ብሻሂ ወይድማ ብቡና ይስተ።

ስኒማ ዝተፈላለዩ ፊልሚ፣ ድራማታት፣ ናይ ኮሜዲ ዝስረሐሉን ስነ ፅሑፋት ዝቐርበሉን ቦታ እንትኸውን ንወድሰብ ንመዘናግዒ ካብ ዝበሃል ቦታ ሓደ እዩ፡፡

ሌላ ሰው ዝብል ናይ ሳይኮሎጂ መፅሓፍ ብዶክተር ምሕረት ደበብ ዝተፃሕፈ ብዛዕባ ናይ ሳይኮሎጂ ዝገልፅ ልበወለድ መፅሓፍ እዩ፡፡

ደርሆ ካብ ቤት እንስሳ ሓንቲ እንትትኮን እንቋቊሖ ትህበና፡፡ እንቊላል ትሕቊፍናያ፡፡ ጫጩት ጨቓውቲ ትህበና ትኽእል፡፡ እተን ጨቓውቲ ኣፍሪና ንምግቢ ነውዕለን፡፡

ውድብ ሓደ ፖለቲካዊ ውድብ እንትከውን ኣብ ሃገረ ኤርትራ ዝርከብ ብሕታዊ ፖለቲካ ውድብ እዩ፡፡ እዚ ውድብ እዚ ኣብታ ዓዲ ንልዕሊ ሳላሳ ዓመት ስልጣን ብምውናን ይፍለጥ፡፡

ጡጥ ኣብ ከባቢ ኣክሱም ብፍሉይ ተኣርዩን ተፋሪኩን ይስጠጥ። ንጥልፍን፣ ዙርያን፣ ነፀላን ፥ ጋቢ ፥ኩታን ዝኣመሰሉ ንምስራሕ ድማ ይጠቅም።

ወይኒ ንዝተፈላለዩ ናይ ዋይን ዓይነታት መስርሒ ከም ዋና ቀረብ ኮይኑ የገልግል። ካብ ዓይነታት ወይኒ ፃዕዳን ቀይሕን እዮም።

ኣይፎን ፍሉጥ ናይ ሞባይል ኣርማ እንትከው፤ እዚ ድማ እቲ ዝዓበየን ክባር ዝበሃልን ዋጋ ዝሽየጥ ሞባይል ወናኒ ትካል ኣብ ኣሜርካ ዝርከብ።

መጓዓዚያ ዝባሃላ ጃልባ፣ መርከብን እንትኾና ካብ ናብ ዝገብሮኦ ጉዕዝ እነ ድማ ኣብ ማያዊ ኣካል ጥራሓ እዩ፡፡ ናብ መጓዓዚ ዓበይቲ ኣቑሕታት ካብ ናብ ካብ ሓደ ዓዲ ናብ ሓደ ዓዲ ዝጓዓዘሉ እዩ፡፡

መለስ ዜናዊ 1947 ዓ.ም ኣብ ከተማ ዓድዋ ተወሊዱ ብ1967 ዓ.ም ናብ ቃልሲ ተጸምቢሩ ካብ 1983 ክሳብ 1987 ዓ.ም ስግግር ፕረዝደንት ኢትዮጲያ ኔሩ ካብ 1987 እስካብ ሕልፈት ሞቱ 2004 ድማ ጠቅላይ ሚኒስተር ኢትዮጲያ ኔሩ ።

መዳበርያ፣ ፀረ ሞኽታ፣ ፀረ ፃህያይን ዝተፈላለዩ መከላኸሊ ባልዓትን ናብ ህዝቢ የቕርብ፡፡

ኣብ ዓድዋ ዝርከቡ ዝተፈላለዩ ሰንሰለታዊ እምባታት ኣብ ኩናት ዓድዋ ዓብዩ እጃም ዝነበሮም እንትኾኑ ብዙሓት ታሪኻዊ ቦታታት ዝሓዘን ብዙሕ ናይ ታሪኽ ቦታ ዘለዎ እዩ፡፡

ፖስታ ካብቶም መሰረታዊ ግልጋሎት ዝብሃል ሓደ እንትኾኑ ዝተለኣከልና መልእኽቲ ወይ ድማ እንልእኮም፣ መልእኽቲ መቀበልን መስደድን ቦታ እዩ። ነዚ ወርሓዊ ወይድማ ናይ ግልጋሎትና እውን ንከፍል።

ኣብ ዓለምና እቶም ማዕኸናት ዜና ኣውታራት ዓበይቲ ዝባሃሉ ከም ኣብነት ቢቢሲ፣ ሲኤንኤን ፣ ሴኤንኢ፣ ኣልጀዚራ ፣ ሲጂቲኤንን ዝኣመሰሉን እዮም፡፡

ቤት ምግቢ ዝተፈላለዩ ምግብታት ዝዳለወሉ እንትኮን ከም ኣብነት እንቋቁሖ ፍርፍር፣ እንቋቁሖ ስልሲ፣ እንጀራ ፍርፍር፣ ፓስታ፣ ፓስታ ብኣትክልት፣ በየኣይነቱ፣ ፒዛ ፣ላዛኛ ዝዘጋጀወሉ ቦታ እዩ፡፡

ጀበና ካብቶም ቡና መፍልሒ ንጥቀመሎም ዋና ኣቕሓ እዩ፡፡ ቡና ንምፍላሕ ኣብዚ ጀበና ኣብ ፈርኔሎ ሰቒልና ማይን ዝተወቐጠ ቡና ብምእታው ኣፍሊሕና ቡና ንሰቲ፡፡

ህውሓት ሓደ ካብ ኣብ ፖለቲካዊ ውዳበ እንትኸውን ኣብ ትግረይ ዝርከብ እንትኾን ብዓሰርተ ትሸዓተ ስሳን ሸውዓቸን ዓ/ም ብዓሰርተ ሓደ ተጋደልትን ብሓሙሽተ ብረትን ዝተመስረተ ውድብ እዩ። እዚ ድማ መበል ሓምሳ ዓመቱ ዘሕለፈ እዩ ኣብዚ ዓመት፣

ስድራ ማለት ኣብ ሓደ ገዛ ደቆምን ሰብኣዮምን ሰበይቶም ኣብ ሓደ ገዛ እንትቅመጡ እንተለው ናይ መጀመርያ ዝተወለደ ውላዶም በኹሪ እንትበሃል ናይ መጨረሻ ዝተወለደ ድማ ሕሳስ ልደ ይበሃል።

ኣትክልትን ኣሕምልትን ኣብ ገዳናና ወይ ኣብ መረባና ዝወቅሉ እንትኮኑ ከም ንኣብነት ኣራንሺ፣ ማንጎ፣ ኣበካዶ፣ ቆስጣ፣ ሰላጣ፣ ከዉሎን ዝርከብዎም እዮም፡፡

አትክልትን ፍራምረን በሲሎም ዓሽግካ ናብ ዕዳጋ ክሽየጡን ክልወጡን እንትኽእሉ እዮም።

ቤት ምግቢ ዝተፈላለየ ዓይነታት ምግብን መስተን አብ ዝሓፀረ እዋን ሰሪሖም ብፅፈትን ብፅሬትን ብዝሰልጥን ናብ ተገልጋሊኦም ዘቅርቡ እዮም።

ኣትክልትን ፍራምረን ንኣብነት፦ ማንጎ ፣ኣራንሺ፣ ማንጎ ኣፕል፣ ብበዝሒ ኣብ ከባቢ ራማ ኣዲ ኣርባዕተ ዝባሃልን ኣብ ከባቢ ራያን ብበዝሒ ዝበቁል ተክሊ እዩ።

ታህሶስ ካብቶም እፅዋት ሓደ እንትኸውን ንዝተፈላዩ መቃፀሊ ሓዊ መሳሪሒን ንመኳዓትን ፣ባዴላ መትሓዝን ይኸውን።

ካብ ዘመናዊ ሙዝቃ ደረፍቲ ትግርይ ዝኮኑ ኤፍሬም ኣማረ፣ ኣማንኤል የማነ፣ መርከብ ቦኒትዋ፣ ሰርፀ ብርሃን ዝኣመሰሉን እዩም።

ፅሩራ ባህላዊ ወገያየፂ ደቂ ኣንስትዮ ትግራይ ኮይኑ ካብ ወርቂ ወይ ድማ ካብ ብሩር ይስራሕ። ብፍሉይ ቦታ ድማ ኣብ ራማ ዓዲ ኣርባዕተ ዝርከባ ደቂኣንስትዮ ኣሕዋትና ዝጥቀማሉ መጋየፂ እዩ።

ቆርቆሮ ነቲ መንደቅ ካብ ብሎኬትን ስሚንቶን ዝተሰርሐ መሸፈኒ ዝከውን እንትኮን ምሉእ ንሙሉእ ነቲ ገዛ ላዕለዋይ ኣካሉ ዝሽፍን ማለት እዩ፡፡

ኣብ ትግራይ ሰለስተ ዓይነት ብሄረሰብ ዘለዉ እንትኾኑ ትግራይን ኩናማ ፣ኢሮብን እዮም፡፡ ብሄረሰብ ኩናማን ኢሮብን ዝነኣሰ ቁፅሪ ዘለዎም ብሄረሰብ እዮም፡፡

ካብቶም ዓበይቲ እፀዋት ሓደ እንትኸውን ፍሪኡ ይብላዕ። ኦሙ ድማ ንዝተፈላለዩ ጣውላ ፣ ዓራታት መስርሒ፣ ንጠረጼዛ መስርሒ ፣ ንወንበር መስርሒ ንዝተፈላለዩ ናይ ገዛን ናይ ቢሮ ኣቑሑትን መስርሒ ይኸውን፡፡

ፋዉንዴሽን መጋያየፅን መመላኽዕን ሓደ እንትኸውን ኣብ ገፀን ዘሎ ዝተፈላለዩ ምልክታት ንምሽፋን ይጠቅም፡፡

መኹባዕቲ ስዋ መፅሞቒ መሳርሒ እዩ። ስዋ ተዘሊሉ ምስ ቀረበ ብመኹባዕቲ ጌርካ ኣፃሪኻ ዝተፃረየ ስዋ ይፅሞቕ።

ሕክምና ካብቶም መሰረታዊ ልምዓት ዝበሃሉ ሓደ እንትትኸውን ንዝሓመመ፣ ንዝወልዳ ኣዴታት፣ ንጥዕንኡ ንምረግጋፅ ዝኸደ ሰብ ኣገልግሎት ዝህብ እዩ። ን24 ሰዓት ኣንቡላንስ ግልጋሎት ዝህብ ትካል።

ኣውቶቡስ ሓንቲ ናይ ምድሪ መጓዓዝያ እያ። ካብን ናብን ሰብ ናብ እቲ ተጓዓዕዝ። ብዝሕ ዝበለ ሰብ ትሕዝ እንትኮን ነዳዲ እውን ትጥቀም።

ላፕቶፕ ኣብ ዝደለናዮ ቦታ ሒዝናዮን ብቐሊሉ ክንከይድ ንኽእል:: ኣብ ዝደለናዮ ጊዜ ቻርጀር ሸኩዕና ከይሸኳዕና ክንጥቀመሉ ንኽእል ንዝደለናዮ ስራሕ ብስሉጥን ብፍጥነትን ብፅፈት ዝሰርሐልና እዩ፡፡

ቢላ ገዛ ብብሎኬትን ብቆርቆሮን ዝስራሕ እንትከዉን ኣብ ከተማ ብበዝሒ ዝንበረሉ ገዛ እዩ፡፡ ቢላ ገዛ ካብ ካሊእ ፍልይ ዘብሎ ብቆርቆሮን ብኦምን ስለ ዝተሰርሐ እዩ፡፡

ኢትዮጰያ ካብቶም ዓበይቲ ሃገራት እትበሃል ናይ ኣፈሪካ ሓንቲ እንትኮን ልዕሊ ሰማንያ ብሄረ ብሄረ-ሰባትን ማሕበረሰባትን ዝሓዘት እያ። ዝተፈላለዩ ባህሊ፣ ሃይማኖት ፣ሕብሪ ቆርበት ዝሓዘት እያ።

ጉያ ካብ ዓይነታት ስፖርቲ ሓደ እንትኸውን ዝተፈላለየ ርሕቐት ዘካትት እዩ። ሓፂር ርሕቐት ፣ነዊሕ ርሕቐትን ዝኣመሰሉ እንትህልውዎ ተቀዳደምቲ ኣብዚይ ርሕቐት እዚ ተወዳዲሮም ዝዕወትሉ እዩ።

ፋሽን ማለት ብዲዛይነራት ዲዛይኑ ወፂዎ ቅዲ ተዋሂብዎ ብዝተፈላለየ ሕብሪ ዝስራሕ ተኸዲኑ ዘጠዕመሉ ቅልል ዝበለ ስራሕቲ እዩ።

መስቀል ኣብ ዩኔስኮ ዝተመዝገበ በዓል እንትኸዉን ኣብ ከባቢ ዓድግራት ድማ ብፍሉይ ድምቀት ይኽበር። ብጥሕሎ ግዕዝም ሜስን ዝተፈላለዩ ናይ በዓል ፕሮግራማትን ይኽበር ።

ኣርክቴክቸር ናይ ሓደ ህንፃ ሙሉእ ዲዛይኑ፣ ቅዱኡ፣ ብሙሉኡ ካብ ላዕሊ እስካብ ታሕቲ ውሽጣዊ ዲዛይኑ ሰሪሑ ዘቕርብ ሰብ ኣርክቴክ ይበሃል፡፡

ኣብ ሰሜን ኮርያ ዝርከብ ሓደ ፖለቲካ ፓርቲ እንትኮን ካብ ወለዶ ናብ ወለዶ ዝመሓላለፍ እንትኮን ሕዚ ዝኒሀ በዓል ስልጣን ድማ ኪንግጆን ካብ ኣቡኡ ዝወረሶ እንትከውን ወናኒ በዓል ኒኩሌር እዩ፡፡

ትምህርቲ ቤት ብዝተፈላለዩ ተምሃሮ ዓቅሚ ዘለዎም ዓቅሚ ሒዞም ንክወፁ ፅፉፋትን ተማእዘዝትን ንህዝቢ ዘገልግሉን ተምሃሮ ንክወፁ ይሰርሕ፡፡

ስፒከር ሓደ ካብ ዓይነታት ኤሌክትሮኒክስ እንትከውን ድምፂ አጋዊሑ ናብ ዝተፈላለዩ ዝተፈላለዩ ቦታታት ንክስማዕ ይገብር ንርሕቅ ዝበለ ቦታውን ሰሚዑ ኣብ ተግባር ንከውዕል ይገብር።

ወለባ ሓደ ካብ ዓይነታታት መጋየፂ ደቂ ኣንስትዮ እንትከውን ቅርፁ ድማ ከም ሚዶ እዩ፡፡ ወለባ ካብ ወርቂ፣ ብሩር፣ ነሓስ ክስራሕ ይክእል፡፡ ወለባ ኣብ ማእከል ፀጉሪ ይሽኳዕ፡፡

ባዴላ ንቅጫ መሰንከቲ፣ ሕሩጭ ንጋዓት ዝኸውን መመወቂ ፣ እንቋቅሖ መጥበሲ ኮይኑ የገልግል። ባዴላ ናይ ብሩር ሕብርን ፀሊም ሕብሪ እውን ዝሓዘ እዩ።

ኣዉሮፕላን ካብ ትራንስፖርት ተርከረከርትን ሓንቲ እንትኸውን፣ ኣብ ውሽጣ ካፕቴን ረዳት ካፕቴንን ሆስተስ ወይድማ ኣስተናጋጅን ዘለዉዋ እንትኸውን ብዙሕ ዝበሉ ተሳፈርቲ ሒዛ ካብ ሓደ ናብ ሓደ ዓዲ ትከይድ።

ሓደ ኣርክቴክ ዲዛይን ምስራሕ ዘድልይዎ እርሳስ፣ መደምሰስ፣ ቻርት፣ ባኮ፣ ካተር ዝኣምሰሉን የድልይዎ፡፡

ኣብ ንግዲ እኽሊ ጥረምረ አሕምልትን አትክልትን ጥራሕ ዘይኮኑስ ንወዲሰብ አድላዪ ዝበሃሉ ኤሌክትሮኒክሳት ናይ ኮስምቲክስ አቁሒታትን መፃሕፋትን ካሊእን ዝራኸብሉ ቦታ እዪ ።

መሰረተ ልምዓት ማለት ንህዝቢ ግልጋሎት ዝህቡ ዝተፈላለዩ ግልጋሎት ወሃብቲ ትካላት እዮም። ንኣብነት ቤት ትምህርቲ፣ ሓይሊ መብራህቲ ፣ ሕክምና ፣ ምንገዲ ወይከኣ ፅርግያ ዝኣ ዝመሳሰሉን እዮም።

ገዳም አቡነ ገሪማ ካፍቶም ፍሉጣት ገዳማት ትግራይ ሓደ ኮይኑ አብ ዞባ ማእከል ወረዳ ገጠር ዓድዋ ጣብያ እንዳባገሪማ ይርከብ። ዓመታዊ ተራ በዓሉ ድማ ሰነ 17 ብፍሉይ ድምቀት ይክበር።

ኮሌጅ ዝተፈላለዩ ዓይነታት ትምህርቲ ብወረቀትን ብሞያን ንተማሃርኡ ኣምሂሩ ዘብቅዕ ትካል እዩ፡፡ ኮሌጅ ብደረጃ ሰርቲፊኬት፣ ዲፕሎማ፣ ዲግርን ዘምርቅ ትካል እዩ፡፡

መምህርነት እቲ ዝዓበየን ዝዓዘዘን ሞያ እትኸውን ተምሃርኡ አብ ዝሓሸ ቦታ ዝሓሸ ፍልጠት ዝሓሸ ስራሕ ሒዞም ንኸርከቡ ዝፅዕር እዩ፡፡

ኬሬሜላ አብ ስፖር ማርኬት ካብ ዝሽየጥ ኣቕሓ እንትኸውን ብዝተፈላለዩ ዓይነት ጣዕሚ ዘለዎን ብዓይነቱ ፣ጣዕሞምን ብሕብሮምን ዝተፈላለዩ እዮም፡፡

ዓድዋ ብዝተፈላለዩ ሰንሰለታዊ ጎቦታት እምባታት ተከቢባ ትርከብ እያ፡፡ ኣብ ዓድዋ ናይ ኣንበሳ ቅርፂ ዘለዎ ጎቦ ኣብ ከባቢ ይሓ ይርከብ፡፡

ኦርቶዶክስ እየሱስ ኩርስቶስ አብ ሰላሳ ዓመቱ ኣብ ሃገረ እስራኤል ዮርዳኖስ ከምዝተጠመቀ መምሃራን ቤተ-ክርትስያን ይገልፁ።

ቢሮ ሕርሻ ንህዝቢ ወይ ድማ ንሓረስታይ መዳበርያ ከመይ ገይሩ ተጠቃሚ ክኸውን ከም ዘለዎ ብደንቢ መግለፂ ብስርዓት ኣብ ባይታ ወሪዱ እዉን ዝሰርሕ ቢሮ እዩ፡፡

ሞዴላት ከም መፋለጢ ናይ ኮስሞቲክስን ናይ ሁማን ሄይርን ናይ ሻምፖን ናይ ዝተፈላለዩ ቅብኣታትን ኮይነን ይሰርሓ።

ሮናልዶ ፍሉጥ ተፃዋቲ ኩዕሶ እግሪ እንትከውን ብ ዓሰርተ ትሸዓተ ሰብዓን ሸውዓተን ዓ/ም ኣብ ሀገረ ፖርቱጋል ተወሊዱ እስካብ ሕዚ ዝተፈላለዩ ጋንታታት እናተፃወተ ፀኒሑ እዩ ሕዚ ድማ ኣብ ጋንታ ኣልናሰ ኣብ ሱዑድ ዓረብ እናተፃወተ ይርከብ።

ተንቀሳቀሲ ስልኪ ሓደ ካብ ዓይነታት ኤሌክትሮኒስ እትከውን ብቀሊሉ ንምሓዝ ዝምቹ እዩ። ምስ ዝደለናዮ ሰብ ኣብ ዝደለናዮ ቦታ፣ ኣብ ዝደለናዮ ሰዓት ንክንራከበሉ እንክእል ቀሊል ኤሌክትሮኒክስ እዩ።

ናይ ክዳን ማሽን ዝተፈላለዩ ኽዳናት ብኢድና ክንሰፍዮ ንዘይንኽእል ግዜ ዝወስደልና ኣብ ዘሓፀረ ኣብ ዝሰለጠ እዋን ናብ ተገልገልቲ ብቅልጡፍ ብፅፉፍን ብስምምዕን ከብፀሐልና ይኽእል።